ኣብ ናይ ብልፅግና ፖርቲ ኣርማ ብፀሊም ኢድ ክንክን ዝግበረሎም ዝመስሉ ሰለስተ ሕጉሳት ዝመስሉ ሰባት እኔዎ፡፡ እዚ ምስሊ እንታይ ዘመልክት ይኸውን?

ፍሉይ ዝኾነ ባህላዊ ምግቢ ኢትዮጵያ ኣብ ሓዊ ፈሓም፡ ነቲ ሓዊ ዝጥምት ይቐርብ ኣሎ። ኣብ ታሕቲ ብሓርፂን ቀይሕ ፀብሕን ዝተመልአ ድስቲ፡ ባህላዊ ጥዑም ጨናን ናይ ገዛ ተዘክሮታት ዝመልስ ናይ ምቕባል ስምዒትን ዘለዎ ይመስል ኣሎ።

እዚ ኣብ ሓደ ቤተ እምነት ቤተ ክርስትያን እዩ። ኣብዚ ድማ ቡዙሕ ሰብ ቤተክርስትያን ዝስዕም ንርኢ ኣለና። እዚ ቤተክርስትያን እንዳእንታ ይባሃል?

በጣም የሚያምር እና ሰላማዊ ትዕይንት ነው! በትልቅ ዛፍ የተሸፈነ ሰፊ አደባባይ ያሳያል። ፀሐይ ከዛፉ ጀርባ ስላለች ብርሃኑ ያምራል፣ ይህም ሞቅ ያለ እና የሚያረጋጋ ሁኔታን ይፈጥራል። ሰዎች ተቀምጠውና ቆመው ይታያሉ፡፡

ሓደ ሰያብ ጨሓም ሰብአይ ፀሊም ቆቢዕን ሱፍን ተከዲኖም ፃዕዳ ሕብራዊ ከረባታ ገይሮም ቀያሕ በትሪ ሒዞም አብ ዕንቋይን ፃዕዳን ድሕረ ባይታ ይርከቡ፡፡ አገልግሎት ምሃብ ዝብል ፅሑፍ ብፃዕዳ ተፃሒፉ አብ ዕንቋይ ድሕረ ባይታ ይርከብ፡፡

ሕጃብ ዝገበራ ብዙሓት ደቂ ኣንስትዮ ናብ ሰልፊ ወፂአን እኔዋ፡፡ እዘን ደቂ ኣንስትዮ ብዝኾነ ፀገም ተገዲደን እንተይኮና ኣይተርፍን ናብ ሰልፊ ወፂአን፡፡

እዛ ኣዶ ባህላዊ ቁኖ ተቆኒና ተደርሚማቶ ኣላ ። ፀጉራ ድማ ሰያብ እያ ናይ እዝኒ ድማ ኣይገበረትን ። እቲ ተቆኒናቶ ዘላ ቁኖ እንታይ ይባሃል ?